ካፍተም ተሽከርከርቲ ሓንቲ ኾይና ሽመ ድማ ኦራል ትበሃል እዚኣ ድማ ካብ ቦታ ናቦታ ፍሉይ ኃይሊ ንምጐዓዝ ትተቕመና::

እዝ ገዛ ዘመናዊ ኣሠራርሓ ኾይኑ ጽቡቕን ምዕርግን እዩ ኣብ እግሪ ጽቡቕቲ ዝተተኸለት ተኽሊ ኣላ::

ሓንቲ ጓድኒ ስተቲ ኣብ ጽርግያ ሸቐጣ መቐጥ ኂዛት ርከብ እዝ ሸቐጣ መቐጥ ድማ ንኣብነት ከምስትራሾ ምሕ ጸበቕሑ ወዘተት ዝኣመሰሉ ኂዛት ርከብ።

ካብ ኣኅምልትን ኣትክልትን ሓደ ኾይኑ ሽሙ ድማ ጀሪ ይብሃል እዙይ ጽማቕ ንምድላው ይጠቕመና ጀሪ ካብ ሕማም ተኸላኸልቲ ተኽልታት ሓደ እዩ።

ሰብኣይን ሰበይትን ኣብ ሓደ መዛና ግዒ ቦታ ኾይኖም ምስስ ደቆኦም ይርከቡ።

ቕላይ ምንስተር ኣብዪ ኣሓመድ ኣብ ኣደራሽ ምስ ኣባጠላቱ ተሰብሲቡ ቶም ኣባላቱ ድማ ሕቶ ብዝግባእ ምልስን ደሃቦም ይርከብ።

ካብዙይ እንግንዘዎ ብጽቡቕ ኣቀማምጣ ዝተቐመጠ እንዳሻሕቡና ንግንዘብ ኣለና እዝ እንዳሻሕቡና ድማ ኣቅድሚትተሕንፃ ይርከብ።

ብዛ ኸተማ እዚኣ ዘመናዊ ኣሠራርኃስ ተሠርሐት ኮና ምዕርግትን ውቅብትን እያ ኣብ ከባብአ ድማ ሓምልወት ተኽልታት ተሸፈነት ኣለዋ::

ደስ ባሃሊ ብዘመናዊ ኣሠላርሓ ተሠርሐ ኾይኑ ቀይሕ ልቢ ቅርፂ ዘተቐረጸት ንግንዘብ ኣለና እዙ ድማ ንብዓል ፍቑራት ዘገልግለና ዓይነት ዕምበዋታት እዩ።

ጋብ ዘይና ዝተወሰደ ኾይኑ ናይ ኤፊድር ናይ ትምህርትን ሥልጠናን በዓለመያ ዘውፅኦ መረዳእታ ከም ዘሕብሮ ኣብ ናይ ሕዚ ዝተመዘግቡ ዓበይቲ ተቛማት ትምህርቲ መስፈርቱ ዘማልአ ኸም ዘየለ እዩ።

ኣብዚ ስባልቲ ዘረየና ዘሎ ካብተንተሽፍከርከርቲ ኾይነን ሽመን ምኒማስ እንዳተ ብሃላ ይጽወዓ እዘን ምኒማስ ድማ ምኅብረተ ሰብ ካቦታ ናቦታ ኰጎ ዓዕዛ ይኽላ።

ባህላዊ ትሕዝቶ ዘለዎ ዙርያ ብዘበናዊ ቅዲ ወይከዓፋሽን ተዳልዩ ንርኢ ኣለና እታ ኣጓል ኣብ ኢዳ ሻንጣ ኂዛ ኣላ::

ዕርዲ ብባህላዊ መንገዲ ተወቝጡ ኣብ ገጽ ብምልካይ ኣብ ገጽና ዝነበሩ ዘየድልዩ ፈጸገታትን ጸለምቲ ነገራትን ዘመውጋድ ዝዘጥቕመና ዓይነት መጋየጺ እዩ።

ኣብዚ ንግንዝወ ዘለና ብዘመናዊ ኣከዳድና ኽዳም ዝተደነት ኮይና ፍላይ ድማ ኣብ ጥምቀት ኣብ ልደት መብዛሕቲ ጊዜ ንጥቖመሉ እዩ::

እዝ ቕዲ ወይከ ኣፋሽን በህላዊ ትሕስትኡ ዘየጥፍአ ብዘበናዊ መልቅዕ ዘተቐሪቡ ዝርከብ እ። እዝ ተኸዲናቶ ዘላ ክዳን ዙርያ ተብሂል ይፁዋዕ።

ዘተፈላለያ ማኅረ ሰብ ሓደዒይነት ፍዳን ተኸዲናን ስፈ እንዳ ሰፈያ ንግንዘብ ኣለና።

ዝተፋላለዩ ማኅበረ ሰብ ሕግን ሥርዓትን ኣኽበርቲ ብኽልተ መስመር ኣብ ሞተር ተሰቒሎም ትጕዓዙ ንግንዘብ ኣለና።

እተፋላለዩ ነያቕሑትቡና ኮይኖም ኣኣብነት ጀበና ስንጃል መቐመጥቡና ዝተቐሎ ዳዕጣን ይርከቡ።

እዚኦም ሕግን ደምብን ኣኽበርቲ ናይ ትግራ ይ ኮይኖም ኣብ ኢዶም ኂዞእሞ ዘለዉ ድማ መለለይ ምልነት እዩ።

ዝተፈላለዩ ኣትክልቲ ንምድቢዝ ዕሉ ኾይኖም ንእብነት ከምደረ ጠይክሽጉርቲ ኣራንሽ ድርጭቕ ወዘተ ተቐርዮም ኣሉዉ።

ኮልጌፍን ባዝልንን ብምኅዋስ ገጽና ብምልምጣጥ ገጽና ካብ ዝተባላ ለዩ ዘይድልዩ ዕምፍሩራት ኮነ ጸላምቲ ነገራት ንምጽራይ ይጠቕመና።

ብብሃላዊ ኣሠርሕ ዝተሣርሐ ገዛ ንሞኑራይ ጠመና እዙይ ድማ ማዕጽኡ ኻብኦም ይሠራሕ ኣቁድ ሚቲ ድማ ንእሽቶንቈልዓ ኲፍ ኢላ ንግንዘብ ኣለና::

እዝ ባህሊ ኃይማናታዊ ትሕዝቶ ዘለዎ ኣብ ኦርቶዶክሳዊ ቤተ ክርስቲያን ዝኽበር ናይ ታዖት ሕዝካ ምጽላይ ዘርኢ ምስሊ እዩ::

ካብ ዝተ ፈላለዩ ንሚግሪ ዝውዕሉ ኾይኖም ብደስ ባሃሊ ኣቀማምጣእ ተቐሚጦም ኣብ ዕዳጋ ይርከቡ ካብኣቶም ንምግላጽ ድማ ባናና ኣራንሽ ኣበካዶ ጳኮዮ ወዘተ ኣለዉ።

ብበህላዋ ኣሰራርሓ ገዛ ተሠርሐ ይረየና ኣለዉ እዝ ገዛ ድማ ሹሙ ኣጕዶ ይበሃል ኣዙይ ኣጕዶ ቕድሚት ድማ ሰብኣይን ሰበይትን ምስ ዶቆም ይርአና ኣለዉ።

ዘይና ስጶርት ኣብ ካይና ሻንጋይ ኣብ ዘተኸይያደ ውድድር ኣትሌታት ኢቴጵያ ኣሸኒፎም።

ብታዕሚ ደስ ብሃሊት ምግቢ ተቐሪባ ኣላ እቲ እንጀረኣ ቀይኅ ጣፍን ጻዕዳጣፍን ኣለዉ ኣብዚ ልዕሊ እንጀራ ድማ ሓደ ብሥጋ ኣልጫ ተሠርሐን ብበርበረ ዝተሠርሐ ሥጋን ድቊስን ንርእ ኣለና፡፡

ካብቶም ናይ ገዛቕሑ ሓደ ኾይኑ ንድንሽ መኽተፊ ዝኾነና በብ ቕድፁ እዩ እዝ ድንሽ ብታሕቲ ዘሎ ቦእኡ ተኸተፈ ነግንዘብ ኣለና።

ካብቶም ዘበናዊ ኤሌክትሮኒክስ ሓንቲ ኾይና ንመጕዓ እዚያ እትጠቕመና እያ ሽማ ድማ ብሽክሊታ እትበሃል ብሽክሊታ ሓደ ሰብ ትጽዕን።

ካብ ዜይና ስጶርት ዘተወሰደ እዩ እዝ ዜይና ካም ዝኅብሮ ኅድረሽን ኢጴያ ናይ ዓለም ኣትለቲክስ ኣዳማይ ደረጃ ሠልጠንቲ ኣመረቁ።

ካብቶም ዓይነታት መስታሕ ሓዱ ኾይኑ ቡና እንዳተ ብሃለ ይጽዋዕ ኣብዞም ተቐሪቦም ዘለዉ ድማ ቡና እንዳተቐለዎ ኣብ ማቕሎ ጀበና ኣፈርኔሎ እንዳፈልሐ ጀበና ቡና እንዳተ ቐድሖ ይርክቡ።

ዝተፈላለዩ ናይ ባህሊ ቀሚሽ ዝሽየጠሉ ብቲካትን ድኳናትን ንርኢ ኣለና ኣውዙይ ናይ ባህሊ ቀሚሽ ፍርክት ዝበሉ ሰባት ቀሚሽ ንመእዳግ መጺኦም ይርክቡ።

እንስሳ ዘገዳም ኮይኖም ንምስሕብ ቱርዝም ይጠቕሙና ሹሞም ድማ ጨላዳ ሕበይ ይበሃሉ ኣብ ሰሜናት ጐቦ ኢቴጴያ ይርከቡ ::

ኃይነት ኢለክትሮንትስ ኮይና ሃብ ውሽጢ መኪና ተረከብእነታ መኪና ፍጥነትን ሰዓትን የፍየምን ንምቊጽጻር ነጥቀመላ እያ::

ካብ መጽሕፍትታ ተሓደ ኾይኑ ፍቕሪ ክሳብ መቓብር ዝብል ድርሰት ዝኃዘ እዩ እዙይ ድማ ብሃዲስ ዓለማይሁ ዘተደረሰ መጽሓፍ እዩ ዝተፈላለዩ ናይ ታሪኽ ናይ ፍቕሪ ድማ ይዘንቱ::

ካብ ዘመናዊ ኢሌትሮንክስ ሓደኾይኑ ፤ሽሙ ድማ ኬይቦርድ ይበሃል። እዝ ድማ ኣብ ክሣል ኮምጵተር ዝርከብ ክሳል እዩ።

ዘተፈላለየ ኣኅመልቲ ኣዕዳጋ ተዘርጊሐም ኣለዉ እቶም ኣኅበልቲ እክስዮጡ እዮም ተዳልዮም ዘለዉ ሽማት ናይቶም ኣኅምልቲ ድማ ሓደ ሓምላ ዓድሪ ካልኣይ ሓምሊ ኮስጣ ወዘተይበሃሉ።

ንመጋያፂ ደቂ ኣንስትዮ እንጥቀመሉ ኾይኑ መብዛሕቲኡ ጊዜ ምሸት እንጥቀመሉ እዩ፡፡ እዚ መጋያፂ ድማ ካብ እንቋቕሖ ዝኣመሰሉ ይዳሎ፡፡

ካብ ዘተፋላለይ ተኽልታት ብዘበናዊእዮይላ ተቐሚሞም ዝተሠርኁ መጋያጽታት እዮም እቶም መጋዝታት ድማ ሳምና ይበሃሉ እቶም ሳምና ካብ ኤረ ዝተሠርኁ እዮ።

ዝተፈላለዩ ተኽልታት ንሚጊዝዕሉ ኣብ መዳባርያ መሊኦም ተቐሪቦም ኣለዉ ካብ እዚኣቶም ድማ ቀይሕሽጉርቲ ኮሚደረ ጐመን ወዘተ ዝበሉ ይርክቡ።

እዝ መለጠፊ ወይ ከዓን መፋለጢ ኸም ዝኅብረልና ኣያት ዘተብሃለ ዓብዪ እትካል ኣክስዩን ማኅበሩ ምሻቅ ከም ዝጀመረ እዩ።

እዙ ጸጕሪ ደቃ ኣንስትዮ ንምጊያት ንጥቀመሉ ጸጕሩ የለስልስን ከይሰባበርን ከይበጣጠስን ይከላኸል ብተወሰኺ እውን ፈራፎር የወግድ።

ንቢ ጊቢ እንተቀመሎም ኮይኖም ዝተፈላለዩ ኣትክልትን ኣኅምልትን ኣብ ድንኳን ቐሪቦም ኣለዉ ካብዚኣቶም ድማ ካሮት ቀይሽ ሽጉርቲ ወስጣ ኮሚደይረ ዝኣበሠሉ ይርከዉ።

ኣብ ዘተፈላለየ ሠራሕቲ ሕንጻ ዝተዋፈሩ መናእሰይ ንዕዘብ ኣለና እቶም መናእሰይ ጃህያ ስምንቶ ብምኅዋስ ኽተዳቐቐሎም ናብ ማሽን ዕስዩ እሞ ይርከብ።

ብባህላዊ ኣከዳድና ዝመዓረጉ ኽልተ ሰብ ሓዳር ሰብኣይን ሰበይትን ምዕዘብ ኣለና እዞም ሰብኣይን ሰበይትን ብጠዓሚ ሕጉሳትን ፍትዋትን እዩ።

ብጥዕሚ ደስ ባሃሊ ምግቢ ንተምሃሮ ተቐሪብዎም ኣሎ እዘም ተምሃሮ ድማ ኣሥካድልኦም ሒዞም እንጀራ ተውሂቦም ኣሉዉ እዞም ዓይነታት ጸሒሑ ድማ ሥላጣ ፣ጕዕ በርበረ፣ ፓስታ ወዘተ ዝኣመሰሉ እዮም።

ኣብዚ እንጉንዞዋ ዘለና እንዳ ኤሌትሮኒክስ ኮይኑ ሽሙ ድማ ሞባይል ሴንተር እናቲ በሃለ ይፍለጥ ኣብዝ መዋይል ሰንተር ረድዮ ሞባይልድ ወዘተ ዝበሉ ይርከቡ።

እዝ ንግንዝቦ ዘለና ካብ ገረድ ሥራሕ ኴይኑ ሽሙ ድማ ማንካ እንዳተብሃለ ይፅዋዕ እዝ ማንካ መጽቢሒ ይጠቕመና።

ኻብቶም ዝተፈለለይ መጋይጽታት እንጥቆመሎም ሓዲ ኾይኑ ሹሙ ድማ ሃብል ናታብሃለ ኣይፍለ እዚ ሃበል እዙይ ድማ ኣብክሳድ ንመመዓረጊ ንጥቆመሉ እዩ።

ካብዚ ንንግንዘቦ ብተፈላለይ መሓረተሰብ ብዘመናዊ ኣሠርሕ መሠረተመዓት እናሠርሑ ይርከቡ ኣለዉ::

እዛ እንኒግንዘባት ዘለና ሽማ ባንዲራ ናተራሃደት ትፍለጥ እዛ ባንዲራ እዚኣ ድማ ናይ ብሔር ቤሔር ሰብ ናይ ክልልድ ጋንቤላ ትገልጸልና።

ኣብዙ እንግን ዘበ ዘለና እንዳ ኤሌትሮኒክስ ኮይኑ ዝተፈላለዩ ኣቝሑታት ሸጥዎም ናብነት ረድዮ ተለቢጅን ዝኣመሰሉ ይርከብዎም።

ዓብዚ ዘለዉ ቖልዑ ከይድም መሃድ ምስ ትምሃሮም ቢርከቡ ኣለዉ እዘም ክልተ ቖልዩ ድማ ምስ መምህሮም እናንበቡ ኣለዉ።

ዝተፈላለዩ መጸበቕን መጋየጽን ኣብ ድንኳን ተቐሪቦም ኣለዉ ካብ ዚኣቶም ድማ ሻምቦ ለሽን ባዝልን ዝኣመሰሉ ይርከብዎም።

ሃገራት መከለኸሊ ኢትጵያ ኣብ ትሮልፓ ተሠኢሎም ሰላም ነምኽዋር እንትጐዓእዙ ዘርኢ እዩ እቶም ሃገራት መከለኸልያ ኢትጵያ ዝተፈላለይ ዓይኔታት መሣርሕ ኹናት ተዓጢቖም ኣሎ።

ኣሰይ ደስ ክብል ብዝተፋላለየ ባህላዊ ስፍሕታትን ስፍታትን ዝመዓረገት ጽብቕቲ ገዛ ንርኢ ኣለና እዛ ተዳለያ ዘላ ጽብቕቲ ገዛ ንመርዑ መቐመጢት እያ፡፡

ኣብዙይ ነዕዘዎ ዘለና ዝተፈላለዩ ሕጊ መኽበርቲ ኣባላት ተኣኪቦም እንትማይጡ ዘርኢ እዩ እቶም ሕጊ መኽበርቲ ናይ ሕጊ ኽዳንን ቀዊዕን መለለይ መንነትን ኣለዎ።

ካብዚእንግንዝቦ ካብ ዝተፈላለዩ ተኽልታት ተሠርሐ ሳምና ምምሕ ጸቢ እንጥመሉ ኾይኑ እቲ ተኽሊ ድማ ዕረ ናተብሃለ ይፍለጥ::

እዚ ዓይነት ኤሌክትሮኒክስ ንመብራህቲ እንጥቀምሉ እዩ እዙ ንመብራህትነት ዘገልግለሉ ኣብ ውሽጢ ላ እምበሪና ኣትዩ ኃይሊ ብምሃብ እቲ ላምበሪና ብርሃን ክህብ ይገብር::

እዞም ክፍልታት ማሕበረሰብ ኮይኖም መርሕቲ ኃይማኖት እዮም ኣብ እዋን ጥምቅት ኣብ ርዋ ኾይኖም ጸሎት እንደገበሩ ዘርኢ እዩ።

ዝተፋላለየ ኽፋል ማሕበረሰብ ታክሢ እንዳተጸበየ ነዕዘ ኣለና ኣብ ኢኣጴያ ኾነ ኣብ ቲ ግራይ ዋሕዲ ታክሥ ተሽከርከርትን ስለ ዘለ እቲ ሕዝቢ ተጸጕሚ ይርከብ

ካፍቶም ዓበይቲ ኃይማኖታት ኢቲጴያ ሓደ ኾይኑ ተኸተልቲ እምነት ምስድምና ኣብ እዋን ጾሞም ኣብ መስጊድ እንትሰግዱ ዘርኢ እዩ።

ካብቶም ዓይነትት ጫማ ብዘመናዊ ኣሣርሓት ተሠርሒ ኾይኑ ታኳ ይበሃል እዙ ታኳ ጫማ ምስ ጢልፊ ዝግበር ኮይኑ ኣብ ናይ ዓመታዊ በዓል ዝግበር እዩ።

ዘተፈላለዩ ብብህላዊ ቀምስ ዘጸብቑ ሕፃዉንቲ በዓል ወለዲ እንተኽዉሩ ንዕዘብ ኣለና እዝ በዓል ወለዲ ድማ ብዙኃት ብሄር ብሄረሰብ ሰባት ዘተቓለለ እዩ ተሓደ ትግራ ይ ተሓደ ጕራጌ ወዘተ,,,,

ኣብ ሥራሕቲ ምግቢ እትነጥፍ ጓልንሴይቲ ንዕዘብ ኣለና እታ ጓልኒስተቲ ዝተፈላለየ ዓይነታት ምግቢ ተዳሉ ኣላ ብዙኃት ምድጃታት ቀሪባ ደማ ብዙኃት ብሎረስታት ሳኽቲታ ትርከብ።

እዙ በህላዊ ሕርሻ ኾይኑ ክልቶውዑር ንግንዘብ እዘም ኣውዑር ዝኃዝቦ መሣርሕ ድማ ኣርዑት ነዊት ዕርፊ ቀራቕሮ ምስ ሓረስተቶም ኣለዉ።

እዝ ዓይነት ማሽን ንማዓለማ እንጥቀመሉ እዩ እዝ መዓለማ ድማ ዘተፈላለዩ ጥጣትን ኅብርታ ተሃርን ብምድላው ዘተፈላለዩ ክዳውንትን ነጸላታትን ይሠርሕ።

ብዞ ቅድሜናን ርዮም ዘለና መሣርሕታት ጽሕፈት ሹሞም ዳስተርን ሻርኮልን ተብሂሎም ይጽውዑ ዳስተር ንመደምሰሲ ይጠቕመና ጫርኮል ድማ ንመጽሕፊ ጠቕመና።

በህላዊ ጥበብ ዝተላወሰ መጋያፂ ንዕዘብ ኣለና ።እዝ በህላዊ ጥበብ ካብ ዝትፈላለዩ ስፈታት ዕምበባታት ብምዉሳኽ ዘተዳለወ እዩ። እቶም ሥፈታት ድማ ሰፊኢ መልዕ ቝርሲ ብዝትፈለለይ ሃርታትን ለኻን ተሠርሑ እዮም።

እንርእዮም ዘለና መጋያጽታት ተቃኣንስቲ ኾይኖም ኣብ ክሳድ ኣብ እዝንን ኣብ ኢድን ይግበሩ እቲ ኣብ ክሳድ ዝግበር ሽማግለ ተብሂሉ ይዘዋዕ እቲ ኣብ እዝኒ ዝግበር ድማ ዂትሻ ይበሃል።

ኣብዚ ንግንዘበም ዘለና ክልተ ሓደ ሰብኣይ ሓንቲ ሰበይትን ይርከቡ እዞም ሰብኣይን ሰበትን ድማ መሳርኦምሒ ኣፍረዛ ሒዞም ኣብ ልመዓት ተዋፊሮም ይርከቡ።

እዝ መለጠፊ ወይ ከዓ ምፋለጢ ኸም ዝኅብረና እቲ ዝዓበየ ኣብ ኢትዮጴያ ገበያ ማእኸል ዝኾነ ግራንድ ሞዲል እንዳተብሃለ ዝጽዋዕ ከም ዝኾነ ይኅብረና ኣሎ።

ካፍቶም ባህላዊ መጫወትታት ሙዚቃ ዝኾነ ሓደ ሻንበቆ ንርኢ ኣለና እዝ ሻንበቆ ብኣፍ እንዳተነፍሐ ዘጫወት እዩ።

ካብ ዓይነታት መጋይ እስታት ሓደ ኾይኑ ሹሙ ድማ ብሪ እናተብሃለ ይጽዋዕ እዝ ብሪ ድማ ኣብ ከሳድ ኣብ ኢድ ዘእሥር እዩ::

ዝተፈላለይ ዕሽጓት ኣቕሕታት ዝስየጠሉ ግዙፍ ድንኳን እዩ ኣብዙይ ውሽጢ ድኳን እዙይ ዝተፈላለየ ጸባ ናይ ሕፃውንቲ ዳይፐር ዋይፕስን ይሮኦይና ኣለዉ።

ካብ ዓይነታት ምግቢ ሓደ ኾይኑ ዓሳ ተብሂሊ ጸዋዕ ዓሳ ንዕቤት ኣምሮ ብጥዓሚ ወሠንቲ ኻብ ዝኾኑ ምግርታት ሓደ እዩ::

ካብቶም ዝተፈላለዩ ናይ ገዛ ኣቝሕታት ሓዱ ኮይኑ ሹሙ ድማ ድብዜ ናተብሃለይ ይጽዋዕ። እዝ ድብዝ ድማ ጸብሒንምሥራሕ ይጠቅመና።

እዝ መለጠፊ ወይ ከዓ መፋለጢ ኸም ዝኅብሮ ናይ ኣዋሽ ባንግ ዋና ቤት ጽሕፈት ሕንፃ መሣርሒ ቦታ ኣውዙይ ከም ዝርከብ እዩ።

ካፍቶም ዘመናዊ ጫማታት ውኑ ሽሙ ተኳ ጫማ ነትርሃለይጽዋ እዝ ተኳ ጫማ መዙሕቲ ጊዜ ምስ ጭፍን ንርግጾ እዩ።

ካብዚ ንግዘወ ዘለና ንሚጊ ዘውዒል ኮይኑ ካ ዊ ጽይድ እንሳ ዘቤየት ይርከብ እቲ ጋውን ገይሩ ዘለ ሰብኣይ ሻያጢ ሥጋ ኣብ ርእኳ እንዳኾይኑ እቶም ኳልት ድማ ገዛእቲ እዮም።

ካፍትን መጐዓ እዘያ ሓንቱኾይና ሽመ ድማ ጋሪ ናተውህለት ትጽዋዕ ማይ ዝመልአ ጃርካን ኂዛ ኻቦታ ናቦታ ናጐዓ ዓዘዝ ትርከብ።

ማሽን መስተኻኸሊ ጨጕሪ ደቂ ተብዐትዮ ያ ዘተፋላለይ ዓይነታት ሚዶ ድማ ኣብ ጥቕያ ይርከቡ ብተወሰኸውን ሓንቲ ሻርጀር ኣብ ጐና ኣላ::

ዝተላለየ ባህሊ ዝገልጽ ዝተፈላለየ ቕርጻ ቕርፂ ነዕዘ ኣለና እዝ ቕርጻ ቕርጺ መስሕብ ቱርዝም እዩ ኣ ጋምቤላ ክፍሊ ሃገር ኢቶጴያ ድማ ይርከብ።

ካብቶም ዓይነታት ኤሌትሮንክስ ሓንቲ ኮይና ሹማ መንቀርቀር ናተብሃለ ትፅዋዕ እዛ መንቀርቀር ባትርን ሞባይል ን ንመቸረጂ ይጠቕመና::

ኣብዙን ብል ዘብ ዘለና ብብዛኅበት ኅብረተሰብ ኣለዉ። እዞም ኅብረተሰብ ድማ ኃቢሮም ይትሕባበሩ ደስ ይብለካ። ካቡኡ ዝዓጽድዎ ዘለዎ ድማ ጣፍ እንዳተብሃለ ይፅዋዕ።

ካብትን ዘተፈላለያ ዓይነታት ማሽን ሓንቲ ኾይና ሹማ ጀነተር እንዳተብህለት ጽዋዕ እዛ ጀነተር እዚኣ ድማ ኣብ መብራህቲ ዝጠፍኦ ኽዲ መብራኃቲ ኾይና ተገልግለና ትኽህል እያ።

ካብቶም ኢሌትሮኒክስ ሓንተ ኾይና ሹማ ድማ ተብ ተባሂላ ትጽዋዕ እዛ ትየብ ድማ ንሓድሽ ዘይናክተም ሓላልፈና ትኽእል ተወሳኻ ድማ ኣብ እንዳመርዑ መጨወቲ ይጥቆምሉ፡፡

ብጥዓሚ ብዘበናዊ ሜላ ዘተሠርሐ ናይ ደቂ ተባዓትዮ ብጥዓሚ ሰሓቢ ጫማ እዩ ካብ ሌዘር ወይ ከዓ ቆርወት ድማ ተዳሊዩ።

ካብ ክፍትታት ገጠራማ ማኅበሕ ሰብ ሓንቲ ኾይና ተመሃሪት እያ ኣብ ማእገራ ሒዛቶ ዘላ ቦርሳ ናይ እንዳ ደፍተር መትሐዚ እዩ ቦምባ ድማ ተሓቁን ኣላ።

ኣብዚ እንግዞ ዘለና ሠለስ ብመሠርዕ ዝተቐሞጡ ኣርተ እናተብሃሉ ጽውዕ እዮም። እዛ ኣርተ ድማ ንደቀንስቲዎ ንምጋያጺ ንጥቆመሎም እዮም።

ካብ ዘበናዊ ጫማታት ደቕ ተብዕትዮ ሓደ ኾይኑ እዝ ጫማ ዘበናውነት ዝተላበሰ እዩ ካብ ዘተፈላለየ ንጥረ ነገራት ድማ ይስራሕ።

ካብተን ዕይኒታት መጕዓዕእዝያ ሓንቲ ኾይና ሽማ ኣየር ትብሃል እዛ እየር ድማ ካብቦታ ናቦታ በቕልጥፍ ምጐዓዓዝ ትጠቕመና።

ካብ ክፍልታት መሓረሰብ ኮይነን ክርተ ሕፃዊን ተቖልዑ ተሓቓቒፈን እንትሰዓማ ነዕዘብ ኣለና እዙይ ድማ መግለጺ ስኒትን ፍቕርን እዩ።

ጠቕላይ ምንስተር ኣብዪ ኣሓመድ ምስ ጵሬዝዴንት ፈረንሳይ ባሓደ ብዛዕባ ጵሎቲካ ጉዳይ ቀሪቦም ይርክብ።

እዙ መዘናግዒ ቦታ ኾይኑ ኣብ ቅድሚት ድማ ሓንቲ ጓል ኣምሰይቲ ጀብና ኂዛ ቡናንኽትቀድሕ ትደሎ ኣላ።

ካብ ዘተፈላለዩ ኤሌትሮኒክሳት ሓንቲ ኮይና ሹማ ሚዛን ናተብሃለት ትፍለጥ እዛ ሚዛን ኣሰፌዛ መምዘኒ ትጠቕመና።

ካብ ናይ ገዛ ኣቝሑ ሓንቱ ኾይና ሹማ ድማ ማንካ እናብሃለት ትስዋዕ ዛ ማንካ እዚኣ ድማ ጸብኂን ምኅሪ ጠቕመና፡፡

ብባህላዊ መሳርሒ ዝተሠርሐ ኾይኑ ሹሙ ነጋይስ እናተብሃለ እጽዋዕ እዝ ነጋሪት ኣብ ኦርተዶኩስ ተዉህዶ ቤተ ክርስቲያን እንጥቆመሉ እዩ።

እዝ መብፋለጢ ኸም ዘኅብረና ነትፈላለዩ ዕሽጓት ምግብታት ብዝነኣሰ ዋጋ ኾንጥቃም ከምንኽእል እዩ ኣብዙይ ተዘርጊሖም ዘለዉ ምግብታት ማይ ኃይላንድ ኳካኮላ እዮም።

እዙ ኻብ ቆርበትን ሌዘርን ዘተሠርሐ ዘበናዊ ጫማ ደቂ ተባዕትዮ እዩ ምስ ሱፍ ብሓባር ይኽድን፡፡

ካብዙ እንዕዞበ ካብቶም ንመጕዓዘ እንጥቆምሎም ኣግማል ኮይኖም እዞም ኣግማል ድማ ካብ ቦታናቦታ እኽሊ ተሸኪሞም ይኸዱ ኣለዉ።

ሕዛ ባንዴራ ናይ ሶማልያ ክልል ባንዴራ እያ ኣርባዕተዓይነት ሕብሪ ኣለዉዋ ንውሽጢ እቲ ዘለት ሥእል ስኲርናዕ ኣብ ውሽጥኣ ሥእሊ ጊመል ዝኃዘት ኣርማ ድማ ኣለታ።

ዘተፋላለየ ላባራተሪ መሣርሒ ዘተደገፈ ትምህርቲ እንትህቡ ንዕዘብ ኣለና ኣብዙይ ትምህርቲ እንርእዮም ዘለና መሣርሕታት ማይክሮስቆጵ ደፍተር ወዘተ ይርከዉ።

ዝተኻላለዩ ኣቝሑ ንምሕጸብ ዝውዕሉ ኣብ ድንኳን ቀሪቦም ኣለዉ ካብኣቶም ድማ ነቝሑ መሕጸዊ እንጥቆመሉ ኣጃክስ ንኽዳውንቲ መሕጸቡ እንጥቆመሉ ፈሳሳምና ንግንዘብ ኣለና።

ካብተም ዝተፈላለያ እንስሳ ዘቤት ሓንቲ ኾይና ሽማ ጢል እንዳተ ብሃለት ትጽዋዕ እዛ ጤል ድማ ንወዲ ሰብ ዝዋን ብሥጋን ክጠቕመና::

ዘተፈዳለ ቖልዑ ኣብ ሓደ ቦታ ዂፍ ኢሎም ይርዒነ ኣለዉ ኣብ ቅድሚቶም ድማ ኃይላንዲ ኂዞም ኣለዉ።

ዝተፈላለዩ ንሚጊ ዝውዕሉ ኣብ ድንካን ቀሪቦም ኣለዉ ካብዚኣቶም ድማ በነና ቀይሕቲ ጕርቲ ድንሽ ወዘተ ዝበሉ ይርክብዎ።

ንምግቢ ዝውዕል ኮይኑ ኣብ ድንኳም ቀሪቡ ኣሎ እዝ ድማ ሹሙ ጸባ ይበሃል እዝ ጸባ ኣብ ላስቲኽ ተዓሽጉ ይርከብ::

መሣርሕታት ጽሕፈት ብዙኃት እዮም ::ካብኣቶም ንምጥቃስ ዝኣክል እርሳስ ቢሮ ወረቐት ብርዒ ወዘተ ይርከዎም እዝ ንርእዮ ዘለና ድማ ካብ መሣርሕታት ጽሕፈት ሓደ ኾይኑ ሹሙ ዕርሳስ ይብሃል ::

ብመኽንያት ሕጽረት መጐዓዝያ ዘተፈላለዩ ሕዝብታት ኣብ ኣይሱዝ ተሰቕኢሎም እንትጐዓእዙ ንርእየ ኣለና ኣይሱዝ ናይ ደረቕ ጽዕነት መጕዓዝያ ኾይና ይኩኑ እምበር ብሕጽረት መጕዓእዝያ መኽንያት ሕዝቢ እንዳንቀሳቓሰት ትርከብ።

እዝ ሕያው መራሒ ኢንጀነር ሰመኘው በቀለ ይበሃል ናይ ኢቶጴያ ዓዊዪ ግድብ ሕዳሴየየ ፕሮጀክት ዘተሓባብር ዝነበረ ብዓል ሞያ እዩ::

ዝተፋለዩ ብጥዓ ሚጀስ ዝብሉ ኣትክልቲ ኣብ እደጋ ኦሪቦም ኣለዉ ካብዘም ሙትክልቲ እዚኦም ድማ በናና ማንጎ ኣራንሽ ወዘተ ዝበሉ ይርከቡ።

ዝተፈላለዩ ሽቐጣ ሸቐት ኣብ ድንኳን ቀሪቦም ኣለዉ ካብኣቶም ድማ ዕሹጕ ጸባ ዝኣመሰለ ይርከብ።

እዞም ተምሃሮ ብኢደ ጥበብ ብጥዕሚ ዝመዕበሉን በዓል መያታትን እዮም ካብ ጣውላ ፈልፊሎም ዝተፋላለየ ቕርፃ ቐርፂ ሠሪሃም ቀሪቦም ይርከቡ።

እዞም መንበሪ ገዛታት ኣባይቲ ኾይኖም ዝተፈላለየ ተኽልታት ዝመዓረጉ እዮም እቶም ተኽልታት ድማ ንመ መላዂዒ ገዛት ተብሂሎም ዘተተኸሉ እዮም ዘተፈላለየ ኅብሪ ዓይነት እምበባ ዘውፅኡ ተኽልታት እዮ።

ባህላዊ ኣሠራራኃ ጨግሪ ደቃእንስትዮ እዩ ሹሙ ድማ ቖናኖ ይበሃል ብጨግሪ ደቃእንስትዮ ብስትፈላለዩ ቕርፂ እንተኸፈልካ ዝሠራሕ ዓይነት እዩ።

ኣየር ካብተን መጐዕእዝያ ሰማይ ሓንቲ ኮይና ዘተፈላለዩ ሕዝቢታት ካብ ቦታናቦታ ንምንቀ ስቓስ ተጠቕመና እዞ ምንርእዮም ዘለና ተሳፈርቲ ድማ ኣውሽጢ ኣየር እዮም ዝርከዉ።

ካፍቶም መሠረታዊ ልመዓታት ሓደ ዝኾነ ዓውደ ትምህርቲ ንዕቤት ሓንታሃገር ኣዙይ ኣገዳሲ እዩ። ኣብዙይ ብሕጉስ መንፈስ ዝመሃሩ ተምሃሮ ነዕዘብ ኣለና።

እዝ ንግንዘዎ ዘለና ኣብ ዊሽጢ መንበሪ ገዛ ኾይኑ ተፈላለዩ ኣቝሑ ሂዙ ኣሎ ዝዛቕሑ ድማ ከፍ መበሊ ሶፋ ናይ ማኣኸል ጣውላ ቴሌብዥን ወዘተ ይርክቡ።

ካብ ቆሚደሬ ብዘበናዊ መይላ ኣሠራራኃ ተቐሚሙ ዝተሠርሐ መጋያጽንረኢ ኣለና እዙይ ኣብ ገጽኩን ዘለዉ ዘይተደለዩ ሕማቓት ነገራት ንመጕጋድ ይጣቕመና።

እዚኣ ፍሊት ዝኾነት በሃላዊ መሣርሐ ሙዙቃ ትግራ እያ ሽማ ድማ ከራር እንዳ ተብሃለት ትጽዋዕ ካብ ቆ ኦምን ጅማትን ትሥራሕ።

ዝተፈላለዩ ንምግቢ ዝውዕሉ ኣብ ዕደጋ ቀሪቦም ኣሉ ኸብኣቶም ድማ ሥላጣ ቖስታ ዝኣመሰሉ ይርክብዎ።

ኣብ ሠራሕቲ ምህጣርን ምፍራይን እንስሳ ዝተዋፈሩ ሰባት ንዕዘብ ኣለና እተን ከፍቲ ማይ ተቐርዩለን ማይ እንዳሰተያ ይርከባ።

ካብቶም ዝተፋላለዩ ባህላዊ መሣርሕታት ሓደ ኾይኑ ሽሙ ድማ ኣፍክቱ እንዳተ ባህለ ይጽዋዕ እዛ ኣፍኲቱ ድማ ምሕርሻሊ መዓት የገልግለና።

ዝተፈለለዩ ጫማታት ብጽቡቕ ኣቃማምታ ኣብ ዕደጋ ኸሪቦም ኣለዉ ብዞም ጫማ እዚኦም ደካኣንስዮ ዝረግሶኦም እዮም።

ካብቶም ዝተፈላለዩን ምሕጸቢ ዝጠቕሙና ኾይኖም ሹሞም ድማ ፃዕዳሳምና እንዳተብሃለ ይፅዋ እዝ ፃዕዳሳምና ድማ ምሕፀፃ ኽዳን ጸጕሪ ወዘተኣይጠቕመልና።

እዙ ብዘመናዊ መጋያጽን መጻሃብቕን ንጥቖመሉ ኾይኑ መብዛሕቲኡ ድማ ኣብ ናይ ዓመት ወዲ ሰብ ንጥቖመሉ እዩ።

እዚኣ ካብ ዘበናዊ ኢለክጥሮንክሰት ኣቕሑ ሓንቲ ኾይና መብዙሕት ጊዜ ኣብ ሕክምና እተገልግል እያ መጠን ረስኒ ደቂ ሰባት ንምልካዕ ድማ ትጠቕመና።

ካብ ዘመናዊ መጋያጽታት ኴይኑ ሹሙ ብሪ እናተብሃለ ይጽውዕ እዝ ብሪ ኣብ ክሳድና እንድጐብሮ እዩ።

እዘንክልተ በንዲራ ናይ ብሔር ብሔር ሰኣት መለለይ ምነት ኮይንን ሓሽማተን ድማ ናይ በንዲራ ኢቲጴያ ናይ በንዲራ ሶማልያ ዝገልጸ እየን።

ብራይት ጌም እንዳ ተብሃለ ዝፍለጥ ቦታ ኣብ ቲሕቲኡ ሰው ለ ሰዉ ዝበሃል ባርን ረስተራንትን ዝሓዘ እዩ።

ዓይነታት መሳርሕ ጽሕፍት ኮይኑ ጽሑፍ ንምጽሓፍ ንጥቀመሉ። ሹሙ ድማ እርሳስ ይበሃል እርሳስ ምስ መደምሰሲኡ ስለ ዝኾነ ንምጽሓፍ ምችው እዩ።

ኣብ ጸባን ውፂት ጸባን ኣ ምሻጥ ዝተዋፈሩ ኸልተ መናእሰይ ነዕዘብ ኣለና እቶም መናእሰይ ብዓብዪ ማለት ብዒሥራ ሊትሮ ጀረካን ዝኃዝዎ ጸባ ናብ ኃይለንታት መሊዮም ምኽሸጥዎ ኣዳልዮም ይርከቡ።

ካብዙይ እንግንዘዎ ብባህላዊ ኣሠራርኃ ዝተሠርሐ ገዛ ንእዘብ ኣልለና ኣብ ቅድሚቱ ድማ ሓደ ወዲ ኣብ ሳይክል ኮፍ ኢሉ ንርኢ ኣለና።

ክልተ ገባራት መስአት ጠቐሞም ዓውዲ እንዳበርበሩ ይርከቡ እዙይ ዓይነት ሥራሕ እኽሊ ካብ ሓሰር ንምፍላይ ንጥቀመሉ እዩ።

ካብ ዜና ተወሲዱ እዝ ዜይና ዝኅብሮ ድማ ኢቴዮጴያ መዋእደ ንዋያ ኣብ ዕዳጋ ከም ዘውዕለት ዘኅብር እዩ ኣብዚ ፎቶ ጠቕላይ ምንስተር ኢቴይፕጵያ ዝኾነ ኣብዪ ኣኅመድ ይርአ ኣሎ፡፡

ካብ ናይ ገዛ ኣቝሒ ኾይና ኣገልጋይ እነተብሃለት ትፍለጥ እዝ ኣገልጋይ እንጀራ ብጸብሒ ሒዛ ኣብ ወምበር ኰፍ ኢለ ኣላ ኣብ ቊድሚታ ድማ ሓንቲ ጓል ኣንሴይቲ ቡና እናፍልሐት ንግንዘብ ኣለና።

ብዘመናዊ ኣሠራርሓ ኾይኑ ብጣዕሚ ደስ ባሃል እንግንዘብ ኣለና እዝ ድማ መዛናጊዒ ንሕፃውንቲ መናፈሻን ዘጠቕመና እዩ፡፡

ካብዚ ንግንዘቦ ዘለና ዝተፈለለይ መዓድናት ቀሪቦም ኣለዉ እዞም ማዕድናት እዚዮም ኣብ ክልል ኣምሓራ ይርከቡ ዝተፈለለይ ወርቅታት ንኹንሰርሕ ይጠቕሙና።

ልመዓት ሕርሻ ዘርኢ ቦታ እዩ ኣብዙይ ድመዓት ሕርሻ ዝተፈላለይ ኣኅምልተን ኣለዉ ካብቶም ኣኅምልትን ምጥቃስ ዝኣክል ቆስጣ ፣ ሥላጣ ፣ጉዕ በርበረ ወዘተ ይርከቡ።

ካብ ኣቁሕታት ገዛ ሓደ ኾይኑ መፍዛሕት ጊዜ ኣብ በህላዊ እንዳምግቢ ንጥቆሙሉ እዩ። ካብ ጣውላ ፍልፊልካ ድማ ይሠራሕ።

ዘተፈላለዩ ዕሽጓት መስተ ነርኢ ኣለና እዞም ዕሽጓት መስተ ብዝተፈላለይ ቐርፂ ዘተዳለዉ ኾይኖም ሽሞም ድማ ኰኳ ኮላ ስጵራይት ፋንታ ይበሃሉ።

እንዕዘበን ዘለና ዘተፈላለያ ተሽከርገርቲ መጕዓእዝያ ምድሪ እየን እቲን መጐዓእዝያ ድማ ኣሽማተን ሓንቲኣ ቦቲ ዝታኻሊቕ ድማ ግዲደር የበሃላ ጥቕመን ድማ እቲኣ ማይተመላለስ እቲኣ ድማ ትስርግ፡፡

ካብ ዓይነታት መስተ ሓደ ኾይኑ፤ ሽሙ ቢራ ሓበሻ እንዳተብሃለ ይፅዋዕ። እዝ ቢራ ናብቲ ቡርጭቆ ተቐድሑ ንገንዘብ ኣለና።

ክልተ መናእሰይ ኣብ ዓውደ ሥራሕ ተጸሚዶም ንርአ ኣለና እቲ ዓይነት ሥራሕ ድማ ናይ ማዲያ ሥራሕ ኮይኑ መኻይን እንትመፃኣ ነዳዲ እንዳመሉኡ ይርክቡ::

እዙዮም ንመዛናግዒ ዝጦምናኾይኖም ሹሙም ካርታ እንደ ተብሃሉ ይፍለቢ መውዙሕፊ ጊዜ ድማ ኣብ እንደ ኃዘም ኣብ እንዳ መርዑ እንጥምሎም እዮም።

ዓብዙይ ንርዮ ዘለና ኽብልታት መሓረስብ በጥዓም ሕጕሳትን ድስባሃትትን እዮም። እዚኦም ድማ ብፍቕርን ብስኒትን ብፍሽኽታን ተሓዋቒፎም የሮእዩ።

እዚ ፋብሪካ ስሚንቶ ኾይኑ ካብ ኣዲስ ኣበባ ኣርብዓ ኪሎ ሜትር ሪሒቑ ዝርከብ ብዘመናዊ ኣሰራርሓ ዝስራሕ ዘሎ ህንፃ እዩ፡፡

ካብ ባህላዊ መጋዓዝታት ምድሪ ዝኾና ተፈላለይ ዓይነታት እንስሳ ንርኢ ኣለና እተን እንስሳ ሽመን በቕሊ ኣድጊ ፈረስ ይበሃላ::

ካብ ባህላዊ መስተታት ትግራይ ሓደ ኾይኑ ሹሙ ሥዋ እንዳተብሃለ የፅዋዕ ኣብ ኣብዛሕትኡ ክፋል ማሓበረ ሰብ ትግራይ ብፈዝኂ ዘተለመደ እዩ::

መራሒት ጠቕላይ ምንስተር ኣብያ ኣኅመድ ዝተፋላለዩ ካብኔታት ቀሪቡ ኣኸዋ እንትገብር ዘርኢ ምስሊ እዩ እዙይ ጶለቲካዊ ተሕስቶ ዘተላበሰ እዩ::

እዝ መፋለጢ ብርሃን ባንክ ዘውፅ ነፃ ዕድል ንምምዝጋብ ልወዳደሩ ከም ዘለዎ ዘኅብር እዩ።

ካፕተን ኣይነታት ማሽን ሓንቱ ኺና ሹማ ድማ ጊዲደር እናተ ብሃለት ጽዋዕ እዛ ጊዲደር እማ ጽጉም ቦታ ዝኾነ ነኽተስተኻኽል ይጠቕመና።

ካብቶም ብዘመናዊ ኣሠራርሓ ዝተሠርሐ ናይ ገዛ ኣቝሓ ኾኑ ስሙ ድማ መዙል ዓራት እናተልሃለ ይፍለጥ እዝ መዙል ዓራት ድማ ንመደቀሲ ይጠቅመና::

እዛን ርኣ ዘለና ኣይነት መሣርሐ ጽሕፈት ኮይና ሽማ ኻልክሌተር ትበሃል ጓልክሌተር ኂሳብ ንምስላሕ ብቖልኢሉ መንገዲ ወይከዓ ሜላ ሆንከት ትጠቕመና።

ካብቶም ባህላዊ መጋይጽታት ሓድ ኾይኑ እንጥቆመሎም ኣብዛሕቱኡ ኣብ መርዓ እዩ እዞም ንጥቀመሎም ንምዘርዛር ድማ ጊባቦ ምኾምብያ መብልዒ ወርሲ ወዘተ,,,

ንናውቲ ጽሕፈትን ብርዕን ዝጠምናኾይኖም ካብኣቶም ድማ ኢርሳስ ስተብለር ወዘተ ኣይርክብዎም

ካብ ኣቕሑት ኤለክጥሮኒክስ ሓንቲ ኾይና ሽማ ድማ ፈቶቆፑ ትበሃል ፈቶቆፑ ወርቓቕቲ ቆጵ ኒምግባር እንጥቀመላ ዓይነት መሣርሕ እያ::

ካፍቶም ዘበናዊ ኣይነታት ክዳናት ደቂኣንስትዮ ትግራይ ሓደ ኾይኑ ሹሙ ሽፈን ይበሃል ብጣዓሚ ጽቡቕን ሰሓብን እዩ።

ካብ ሌዘር ዘተሠርሑ ጫማታት ደቃ ኣንስትዮ እዮም እዚኣቶም ዘበናዊ ጫማታት ኮይኖም ብጥዓሚ መልካእኛታትን ጽቡቓትን እዮም።

ኣብብ ንግዘቦ ዘለና ትኽሊ ሽሙ ማንጎ እንዳተብሃለ ይጽዋ እዝ ማንጎ ድማ ሠለስተ ዝበሰላ ማንጎ ኣርባዕተ ድማ ጕዕ ማንጎ ንግንዘብ ኣለና::

ካብዙ እንግምዞወ ዘለና ካብ ዓይነታት መጕዓ እዙይ እንስሳ ሓንቲ ኮይና ሽማ ኣድጊ እናተብሃለት ትፍለድ ዛኣድጊ እዚኣ ካብ ሩዋ ማይ ተሸኪማ ንምጐዓዓዝ ትጠቕመና::

እዞም ዓነታት ምሣርሕታት ንስተፈላለይ ሥርሓቲ ንምስላጥ እንጥቀመሎም እዮም ንኣብነት ሕንፃ ንምሥራሕ ሥርሓት መዓት ንምክያድ ወዘተ ይተቕሙና ሽሞም ድማ መጋፍያ ወይዕባሌላ ይበሃል።

ዓይነት መለጠፊ ሆይኑ ናይ ሕፃውንቲ መዘናግዒ ብዲኤስ ቲቢ ካብ ጥሕሳስ ሠለስተ ኽሳብ ትሕሳስ ዕራሸምንትን ከም ዝወሃብ ዘኅብር እዩ።

ባህላዊ ሕርሻ ዝካየደሎም ዓይነት ሥራሕ እዩ እዞም ባህላዊ ሕርሻ ኣብዑር ጸሚድካ ዝግበር ዓይነት ሥራሕ ኾይኑ እቶም ኣብዑር ተጸሚዶምሉ ዘለዉ ዓይነት መሣሪሕ ድማ ኣርዑት ፣ነዊት ፣ዕርፊ ፣ማሕረሻ ወዘተ የጠቐለል።

ሕዙ ኣብ ከባዊ ባህርዳርኮይኑ ሓንቲ ሰበይቲ ድማ ንመዛናገኢ ከምቲ ጥቖመሉ ዘላ ንግንዘብ ኣለና።

ካብ ኢለክትሮኒክሳት ኣቕሕ ሓንቲ ኾይና መብዙሕት ጊዜ ኣብ ሕክምና እንጥቀመላ ዓይነት መሣርሕ እያ ኣገልግሎታ ድማ ጸቕጢ ደም ምዕቃን ተጠቕመና::

ካብተን ዘመናዊ ተሽከርከርቲ ኮይና ሰብን ኣቝሕን ካቦታ ናቦታ ንምጐዓዝ ትጠቅመና።

ቀቕላይ ምንስተር ኣብዪ መሓመድ ብዛዕባ ጶሊቲካ ጕዳይ ንኽነጋገር ናብ መድረኽ ቐሪቡ ኣሎ።

ካብ ዓይ ነታት ጨማ ሓደ ኾይኑ ካኳ እናተብሃለ ይፍልድ እዝ ጨማ መውዙሕቲ ጊዜ ምሽፍን ዝኽድም ኮይኑ ኣብ ዓመታዊ በዓል ነጥመሉ እዩ።

ዘበናዊ መመላዂዕ ገዛ ኾይኑ እዙይ መመላዂዕ ገዛ ንመርዓ ንኽርስትና ንጥምቀት ወይ ድማ ን ብዓልቲ ወልደት ንጥቀመሉ እዩ ካብ ንፋሒትታት ድማ ይዳ ኣሎ።

እንዕዘዊ ዘለና ዓይነታት ሕንፃ ኾይኑ ብዘበናዊ መልክዑ ተሠርሐ እዩ። እዙይ ዓበይቲ ፍቓትን ሕድም ገዛታትን ዘጠቓለለ እየ።

ካብ ንመጕዓዓእዚያ እንጥቀመለን ሓንቲ ኮይና ሽማ ድማ ጋሪ እናተብሃለት ትጽዋ እዛ ጋሪ እዚኣ ድማ ኣብ ርእስያ እኽሊ ዝመለአ መዳርያን ሰባትን ካቦታ ናቦታ ናጕዓ ዓዘት ትርከብ፡፡

ካፍቶም በህላዊ መጕዕ ዝተታትሓደ ኾይኑ ሹሚ ድማ ጊሜል ነተበሃለ ይጽዋዕ እዙ ጊሜል ዕጥቅን ስንቅን ኂዙ ካቦተ ናቦታ ነተጐዓ ዘ ይርከብ።

ትምህርቲ ንዕቤት ሓንታሃገር ኣዙይ ወሳን ዝኾነ ግደ ዘጸዋት ካፍቶም መሠረታዊ ዝመዓታት ሓደ እዩ ትምህርቲ ቛንቋን ኃይማኖትን ኣይፈልን ኣብዙይ ተምሃሮ ብኣቕሉቦ ንመምህሮም እንዳተኸታተሉ ንርኢ ኣለና።

እዛ ሰበይት እዚኣ በሕላዊ ኽዳንቲ ኸና ኣብ ርእሳ ነጸላ ገይራ ኣብ ማዓንጣኣ ነጸላ ጥምጢማ ማይ ብጃርካን ካብርዋ እናቐድሐት ትርከብ።

ካብ ዘበናዊ መስተታትሓደ ኾይኑ ናብ ጵርጭቆ ዘተቐድሐ ቤራ ብሓባር እንዳሰተዩ ንርአ ኣለና።

ንምግቢ ዝውዕሉ ኾይኖም ካብ ዝተ ፈላለዩ ውፂእታት ይስርሑ ንኣብነት ዉፂትደርሆ ውፂት ጠል ውፂት ከፍቲ ይዳለዉ።

እዙይ ኻብ ዓይነታት ሕንፃ ሓደ ኾይኑ እዝ ሕንፃ ድማ ቤተ መጽሓፍቲ እዩ እዝ ቤተ መጽሕፍቲ ፍሉይ ሹሙ ኣብርህት ቤተ መጽሕፍቲ ተብሂሉ ይፍለጥ።

ካፍቶም ልብወለዳት መጽሓፋት ሓደ ኾይኑ ደራሲኡ ድማ ቴድሮስ ተኽልኣረጋይ ይበሃል ሽም እቲ መጽሓፍ ድማ ፍልስምና ይበሃል።

ብዛዶ ባህላዊ ኽዳን ገይራ ንሽፈን ርእሲ ገራ መቐነት ገይራ ኣብቃላይ ማይ እንዳቓድሐት ትርከት።

ካብ ግብልታት ማሓበረ ሰብ ኮይኖም እቲ ተፈላጥን ኣንጋፋን ድምጻዊ ቴዲኣፍሮ ምስ በዓል ቲ ገዝኡን ደቊን ዘርኢ እዩ ኣብ ጠዮም ድማ ሓደ ኸልቢ ኣለዉ።

እዝን ሠለስተ ቖልዑ ናይ መሓበረተ ሰብ ፍቕርን ስኒትን ዝገልጽ ተሓዋቒፈን ኣለዋ።

ካብትን ዓይኔታት ማሽን ሓንቲ ኾይና ሹማ ድማ ጊዲደር እናተብሃደት ትጽዋዕ እዛ ጊዲደር እዚኣ ኣብተጸግሙ ቦታ ንምስ ትኽኻል ትጠቕመና።

ካብ ክፍልታት ማህበ ረሰብ ዝዃና ሕፃውንቲ ንዕዘብ ኣለና እዘን ደቃንስቲ ሕፃውንቲ ተሃዲነኖ ዘለዋ ባህላዊ ቀምሽ ሓወሻ ጐይኑ ሹሙ ድማ ጥልፊ ይብሃል::

ብዘተፋላለየ ጉዳይ ዘገልግል ዘበናዊ መጋያፂ ኮይኑ ብዝተፈላለይ ዕምበባታትን ጥቡቓት መብራህታትን ዝመዓረገ ሕንጻእ እዩ።

መራሕ ሰሜን ኮርያ ኒክለር መሣርሕታት ዝምረትሎም ተቛማት ተዘዋዊሮም እንዳርአዩ ዘርአ ምስሊ እየ ካብ ዘይና ተወሲዱ::

ዝተፈላለዩ ኣቝሑታት ኣብ ዕደጋ ቀሪቦም ኣለዉ ካብኣቶም ድማ ሰፊኢ መቐመጥ እንጀራ ፈርነሎ ወዘተ ዝኣመሰሉ ይርክብዎም::

ዘተፈላለዩ መኅበረተሰብ ካ ባህላዊ ናብ ዘበናዊ እናቐየሩ ይርከብ እዝ ዝሠርሕዎ ዘለ ሥራሕ ድማ ምንጻፍ ኮድስትን ይበሃል::

ካብ ባህላዊ መሣርሕታት ሙዚቃ ዝኾነት ሓንቲ ክራር ንርኢ ኣለና። እዛ ክራር ካብ ዕንጨቲ ተፈልፊላ ዝተሠርሐት እንተኾን፤ እተን ኣኡ ዘሎ ሓሙሽተ ክሪ ድማ ካብ ስልኪ ተዳልየን።

ናይ ደቅንስትዎ መጋየጽ ኽልኑ ሹሙ ታኳ ጣማ ይበሃል እዝ ድማ መውዛሕቲ ጊዜ ምስ ሽፈናት ዝዕጥቕ እዩ::

ዓይነታት እስጶርት ኾይኑ ቊዕሾ መርበብ ይበሃል ጐዑሾ መርበብ ክልተ ጋንታታት ኮይኖም ዘጨወትዎ ዓይነት እስጶርት እዩ።

ዝ መናዊ ኣሠራርኃ ዝተሠርሐ ኣቕሓናይ ገዛኾኑ ሽሙ ድማ ቊምሳጡን ናተብሃለ ይፍለጥ እዝ ድማ ኽዳሙቲን መቕመጢ ንጥቖሙሉ።

ካብቶም ተፈለጥቲ ሰባ ትሓደ ኾይኑ ሹሙ ድማ ጅዋር ይበሃል እዚ ናይ ኦሮሞ ቢሄራዊ ምንቀስቓስ ፖሎቲካዊ መራሒ እዩ።

ዘተፈላለዮ ዕሹጕ ምግታት ኣብእንኳን ተቐርቦም ኣለዉ ካብኣቶም ንምጥቃስ ድማ እሹጕ ጥሕኒ አሹግ ቕቆሎ ስገም ጽሕ መምቀሪ ዝኣመሰሉ ይርከብዎም::

ካብ እንስሳት ዘገዳ ም ሓንቲ ኾይና ሽማ ድማ ኣድጊ በረኻ ተብሂላ ተጸዋዕ ኣድጊ በረኻ ኽልተ ዓይነት ሄብሪ ኣለዋ ጻዕዳን ጸሊምን እዩ ብጠዓሚ ሰሓቢትን ማራኺትን እያ፡፡

ካብ ዜና ዝተወሰደ እዩ እዝ ዜና ከም ዘመላኽተና ዓውዪ ጕያ ኢቲጴያ ብኣትለቲክስ ብንያም መሓርን ኣሣየት ኣይችውን ኣሸናፍነት ከም ዝተዛዘመ እዩ።

ዝተፈላለይ ዕሽጓት ምግብታት እሽጸሎ ድኳን እዩ ኣብዚ ድኳን ዘሎ ዕሽጓት ምግብታት ጸባ እንተኾኑ እቲ እቶም ጸባ ድማ ኣንከረ ተብሂሎምይጽውዑ ካልአት ተወሳኻፈይ ዕሽኽታትውን ኣዉን

በህላዊ ኣቀራርባ ብና የርየና ዘተፈላለዩ ኣቝሑ ብና ምስ ፈናጅሎም ተቐሪቦም ኣለዉ እታ ሰበይቲ ድማ ኣብ መቕሎ ቡኡና እንዳቐላወት ንርእያ ኣለና።

ካብ ዝተፈላለዩ መስተ ሓደ ኾይኑ ሹሙ ቢራ ይበሃል ከይዲ ኣሰራርሓ ካብ ሥገም ሲልያ ዝበሃል ተኽሊ ይዳሎ።

ካብ ዜና ዘተወሰደ እዩ ጠቕላላት እናይት ትምህርቲ ምንስተር ሓላ ፍዝኾኑ ፖሮፌሰር ብርሃን ነጋ ዓብ ናይ ዓሰርተ ኽልተ ኽፍሊ መልቃቒ ፈተና ኣመልኪቶም ዝሃዎ መልእኽቲ እዩ።

ካብዚ እንግንዘቦ ዘለና ኣብ ታፔላ ዘሎ ድደ ንኽንልግሥ ማፋለጢ ዝህበና መግለጺ እዩ።

ዝተፈላለዩ ማኅበረተ ሰብ ኣብ ዕደጋ ኣስክልትን ኣኅምልትን ኂዞም ቀሪቦም ኣለዉ ኸብኣቶም ድማ ድኑሽ፣ ቀይሕጉርቲ ካሮት፣ ጊዊዕ ዝኣመሰሉ ይርከብዎም።

ዘተፈላለዩ ሸቐጣ ሸቐት ኣብ ዕዳጋ ተዘርጕሖም ይርእዩ ኣለዉ ካሰም ሸቐጣ ሸቐጥ ንምግላእ ዘኣክል ዕሹጕ ዘይቲ ዕሹግ በርበረ ጨው ኣያድን ሩዝን ወዘተ ይርከውዎ።

ኦርተደክስ ተዉሃዶ ኾይኖም ኣብ ቤተ ክርስቲያን ይርኮዉ እዞም ኣርተዴክስን ተዉሃዶ ኣብ ኢዶም ኂዞሞ ዘለዎም መብርህቲ ድማ ሽምዓ እናተብሃለ ይጽዋዕ፡፡

እዝ ንርእዮ ዘለና ኣርማ ናይ ኢትዮጵያ ብሕራዊ ባንኪ ሞባይል ባንኪ ዘርኢ ኣርማ እዩ እዙይ ኣርማ ከም ዝኅብረልና ሞባይል ባንኪ ኣብ ዝኾነ ቦታ ኾንንና ኽንጠቀም ከም እንኽእል እዩ::

ዝተፈላለዩ ሥፈታት ጽቡቓትን ምዕርጋትን ኣብ ዕ ደጋ ቐሪቦም ኣሎም ካብዞም ስፈታት ኢያዎ ነብልዕ ቊርሲ ሰተታ ምኸንብያ ንርኢ ኣለና።

ካብ ዜና ዝተወሰለ ኾይኑ መራሒ ኢትዮጰያ ጠቅላይ ሚንስተር ዶክተር ኣብዪ ኣኅመድ ካብ ዘተዛረዉዎ ዘረባታት ሓንቲ እያ። እታ ዘረባ ድማ ካብ ሓደ ገሮቤት ሃገር ሓንቲ ጥይት ኣይተቓየርና።

ስተፈላለዩ ኣትክልቲ ናዕዕዳጋ ዓሪቦም ኣለዉ ንኣብነት ሽማቶም ቀይሕ ሽጕርቲ ኮሚደረ ካሮት ዘይቱን ወዘተ ኣለዉ።

ኣብ ውሽጢ ብሓበሻዊ ጥልፊ ዝመዓረገት ገዛ ኾይኖም ብፍቕርን ብስኒትን ብኡና እንትሰትዩ ንረየ ኣለና እዞም ማኅበረሰብ መጥዓሚ ዘፋተዉን ዝፍቐሩን እዮ።

ኣብ ዝተፈላለየ ሥራሕቲ ዘተዋፍራ ማሽነርያታት እንርኢ ኣለና። እዝን ማሽነርታት ዓበቲ ትራክተራት እንተኾኖ ዘተደርመሰ ይከዓ ዝፈረሰ ፍቓት እንዳጕሓጣ ይጉኅፋ ኣሎ።

ካብ ዓይነታት መስተ ሓደ ኾይኑ ሜታ ቤራ እንዳተብሃለ የፅዋዕ ዘበናዊ መስተ እዩ ካብ ሥገም ወይ ዳብሻ ብዘበናዊ መልቀእ ይዳ ኣሎ።

እዝ ፋሽን ወይ ከዓ ቕዲ ባህላዊ መልከዕ ዝኃዘ ኾይኑ እቲ ተኽዲናት ቶዘላ ግዳን ድማ ዙርያ ይበሃል::

ቤት ምኽሪ ተወከልቲ ሕዝቢ ኣብ ኣዳራሽ ብዛዕባ ፖሎቲካ ጉዳይ ጸገሞም እናፈትሑ ይርክቡ

ካብ ኣይነታት መስተ ሓደ ኾይኑ ሹሙ ድማ ጕደር እና ተብሃለ ይጽዋዕ እዝ ጕደር ናብ ብርጭቆ እናተቐድሐ ምግንዘብ ኣለና።

ካብ ዓይነታት ኤሌክትሮኒክስ ሓደ ኾይኑ እዝ ማሽን ብመብራህቲ ዝሰርሕ እዩ ኣገልግሎቱ ድማ መንዶቕ ንምብሻዕ ወይከኣነ ምንኳል ንጥቀሞሉ።

ዘተፈላለየ መጎዓዝያ ታት ነርአ ኣለና እተን ኣብ ቅድሚት ዘለዋ ተሽከርከርቲ ዓረብያ እንተኾና ጓሓፍ ፂዒነን እንዳተደፍኣ ይርአያ ኣለዋ ሓንቲ መኪና ድማ ብድኅርእየን ኣላ።

ኣዚ ብዙኃት ሰባት ኣብ መዓዲ ተቐሪቦም እንጀራ እንዳበልዑ ይርከዉ እቲ መኣዲ መቐረብ ድማ ኣገልጋይ እናተብሃለ ይፍለጥ።

መጕዓእዚ ባሕሪ ኣብ ዝኾነት መርከብ ተሳፊሮም ናብ ሥደት ዝኸዱ ብርክት ዝበሉዉ ወጣጣት መናእሰይ ንርዩ ኣለና ኣብቲ ደንበር ድማ ናይቲ ሃገር ሰላም ኣኽበርቲ ወታደራት ኣለዉ።

ዝተፈላለዩ ሕብረተሰብ ባህሊ ምክባርን ምትሕጋዝን እንተርዩ ዘርኢ እዩ ኣብዙይ ወጣት መንእሰይ ንሓደ ዓብዪ ኣብ ቡርኩ ስዕሙ እንትሰዓም ንርኢ ኣለና።

በህላዊ ትሕስቶ ዘለዎ ቅዲ ወይከዓፋሽን ዘሪ እዩ እዝ ቕዲ ዙርያ ምስ ለጸልኡ ምስ ኣሠራርሓ ጨግሩ የርየና።

ንሕብረተሰብና ዘግልግል ኮይኑ ሽሙ ሳፌታ መኪና ይበሃል ዝተወድአን ንሓድሽን ምስ ፈይ ፃዕመና።

እዙይ ንርእዮ ዘለና ዕሽግ ምግቢ መዓር እንተኾን ካብ ዝኾነ ይኹን ቀመማት ነፃ ዝኾነ ዕሽግ መዓር እዩ።

እዙ ንመስተ ዙብዕል ኮይኑ ሹሙ ድማ ቡና እናተብሃለ ይጽዋዕ ኣብ ቅድሚ እቲ ብና ድማ ዕጣን እናተኸኸ ንግንዘብ ኣለና፡፡

ካብ ናይ ገዛ ኣቕሑታት ሓዶ ኾይኑ ሹሙ ማንካ ናተብሃለ ይጽዋዕ እዝ መንካ ጥቕሙ ድማ ጸብሒ ን መሕበሪ ይጠቕመና።

ካብ ዘምናዊይ መጋያፂን መማላኽዕን ንጥቆመሉ ኮኑ ሽሙ ወርቂድ መትብሃለ ይፍለጥ እዝ ወርቂ ድማ ኣብ ክሳድ ኣብ እዝኒ ንጥቖመሉ እዩ::

እዞም ንርእኦም ዘልለና ማኅበረ ሰብ ዘተፈላለይ ክፍልታት ዘተቓለሉ ኾይኖም ካፍቶም ክፍልታት መሓረ ሰብ ደቃንስትዮን ደቕተባዕትን ይርከውዎ ሕፃውንቲ ደቃንስትዮን ደቕዋዕትንውን ኣለዉ።

ብዘመናዊ ኣሠራርሓ ዝተሠርሐ ኮይኑ ሽሙ ወርቂ እናተብሃለ እይጽዋዕ እዝ ወርቂ ድማ ንመጋያጺ ኣብ ክሳድ ኣብ እዝኒ ንጥመሉ እዩ።

ካብቶም መዝሕብ ቱርዝም ኢቲጵያ ዝኾነ ሓደ ናኢቴጵያ ብኅራዊ ቤተ መዘክር ንርአ ኣለና ኣዙይ ወሽጢ ቤተ መዘክር ዘተፈላለይ ቕርጽወጽን ቅስታትን ተዓቂቦም ይርከቡ።

እዞም ዓይነታት መስተ ብባህላዊ ኅብሪ ተ ሰብና ዘጥቀምዎ ኾይኑ ሱዋ እንዳተ ብሃደ ይጽዋዕ እዝ ሥዋ ድማ ካብ ሓደ ኣጽሪርካ ናብ ዕትሮ እንዳተ ገበረ ይርካብ።

እዛ ንምብላዕ ዝተዳለወ ጽቡቕቲ ምግቢ ዝተፈላለዩ ብዙሓት ዓይነት ፀብሒ ሒዛ ትርከብ ካብቶም ዓይነታት ፀብሒ ንምግላፅ ዝኣክል በልጫ ዝተሰርሐ ድንሽ፣ ብልጫ ዝተሰርሐ ካውሎ፣ ብልጫ ዘተሰርሐ ሓምሊ፣ ወዘተ ይረኣዩ።

ካብ ዓዓነታት እሹግ መግቢ ኾይኑ ሹሙ ድማ ንድዩ ይበሃል እዙ ንድዩ ዓዒይነታት ጨባእ እዩ ብዘበናዊ መልክዑ ተዓሽጉ ኣዕ ዳጋ ዝቐረበ ኒድዩ እዩ።

ባህላውነት ዘተላበሰ ኣሠራራሓ ቡና ነእዘ ኣለና እዛ ኣዶ ቡና ኣብ መቕላ ሓጭን እንዳቐለወት ንርያ ኣለና ኣብ ቅድሚታ ድማ መቐረቢ ፈነጅል ዓብዪ ረኮበትን ድበናን ማይ መቐረብን ኣለዉ

እዞም ናይ ገዛ አቕሑ ኾይኖም ሶከት እንዳተብሃሉ ይጽውዑ እዞም ሶከት ድማ ንመዋይል መጨረድ ንኤሌትሪክ መጐጎ ንምድጃ ዝኣመሰሉ ይጠቕሙና፡፡

እዙይ ገዛ ዘመናዊ ኣሠራራሓ ኮይኑ ዝማዕረገን ዝጸበቐን መበገሪ ገዛ ይበሃል።